ኣብ ከባቢና ማለት እውን ኣብ ትግራይ ብዙሓት ኣትክልትን ኣሕምልትን ፍራምረን ኣለው፡፡ እዞም ኣትክልትን ኣሕምልትን ፍራምረን ድማ ንቡዙሕ ረብሓን ጥቕምን ይውዕሉ እዮም፡፡ ንኣብነት ንሕማም መከላኸሊ ንዝተፈላለዩ ነገራት ይኾኑ እዮም፡፡ እዚ ዓይነት ተኽሊ ኸ እንታይ ዓይነት ተኽሊ ይመስለኩም?

እዚ ትርእይዎ ዘለኹም ምስሊ ናይ ገዛ ንጥቀመሉ ንብረት እዩ። ብፍላይ ድማ ኣብ ከተማ ንገዛ መመላኽዒ ኢልካ ዝስራሕ እዩ። እዚ እትርእይዎ ዘለኹም ምስሊ እንታይ ዓይነት ንብረት ይመስለኩም?

እዚ እንሪኦ ዘለና ምስሊ ዓለባ መብዛሐቲኡ ግዜ ደቂ ኣንስትዮ ንመጋየፂ ኢለን ዝክደንኦ በህላዊ ዓለባ እዩ። እዚ ዓይነት መጋየፂ እንታይ ዓይነት ዲዛይን ይመስለኩም?

እዚ ትሪእዎ ዘለኹም ምስሊ ዓይነት መሳርሒ ኮይኑ እዚ ዓይነት መሳርሒ ድማ መብዛሕቲኡ ግዜ ሰዓል ንዝሓዞ ሰብ መሕበሲ ንጥቀመሉ ኢና። እዚ ዓይነት መሳርሒ መብዛሕቲኡ ግዜ ኣብ ከተማ ዝዝውተር እዩ። እዚ ዓይነት መሳርሒ ከ እንታይ ይመስለኩም ?

ከምቲ ዝፍለጥ ተኽልታት ንወድሰብ ብዙሕ ጥቅምን ረብሓን ዝህቡ እንትኾኑ እብዚ ምስሊ እንሪኦ ዘለና ዓይነት ተኽሊ ኸ እንታይ ዓይነት ተኽሊ ይመስለኩም?

ኣብዚ ትሪእዎ ዘለኹም ምስሊ ዓይነት ኣከዳድና ኾይኑ እዚ ክዳን ድማ መብዛሕታኡ ግዜ መርዑ መርዑት ዘኣመሰሉ ዝኽደንዎ እዩ። እዚ ዓይነት ክዳን ከ እንታይ ይመስለኩም ይኸውን ?

እዚ ትርእይዎ ዘለኩም እፅዋትብጣዓሚ ደስ ባሃሊ ልሙዑን እዩ ዘሎ። እፅዋታት ድማ ከምቲ ዝፍለጥ ንወዱሰብ ጠቐምቲ እዮም። እዚ ትርእዎ ዘለኩም ምስሊ ኣበይ ቦታ ይርከብ ይመስለኩም?

እዚ ትሪእዎ ዘለኩም ከባቢ ባሕሪ ዝኸበቦ እዩ። እዚ ባሕሪ ንሕብረተሰብ ብዙሕ ጥቕሚ አለዎ። እዚ ኣብ ጥቕሚ ንምውዓል ድማ ብዙሕ ፃዕሪ የድሊ። እዚ ባሕሪ ከ አበይ ይመስለኩም!